ትምህርቲ ንደቂ ሰባት ጠቐምቲ ተባሂሎም ካብ ዝተቐመጡ መሰረታዊ ልምዓት ሓደ እዩ። ትምህርቲ ማለት ንደቂ ሰባት ብጣዕሚ ይጠቅም። ካብ ድንቁርና እውን የናግፈና ትምህርቲ እንድሕር ተማሂርካ ወዲ ሰብ ኩሉ ነገር ኣንፈቱ ይፈልጥ፣ ዕቤት ይፈልጥ ድኽመቱ ኸዓ ይፈልጥ፣ ትምህርቲ ከመይ ጌሩ ንደቂ ሰባት ክጠቅም ይኽእል ?

ንደቂ ሰባት ትምህርቲ ብጣዕሚ ወሳኒ እዩ። ደቂ ሰባት ኣብ ዘይኮነ ካብ ዝውዕሉ ካብ ኣብ መስተታት፣ ካብ ኣብ ዘይኮነ ባህሲ፣ ካብ ኣብ ዘይኮነ ፅልእታት ካብ ዝውዕሉ ኣብ ቤት ትምህርቲ ውዒሎም ናይ ወለዶም ውርሲ ትምህርቲ ወሪሶም ናብ ፅቡቅ ነገር ክቅየሩ ይክእሉ። ስለዚ ኣናእሽቲ ኣሕዋትና ናብ ትምህርቲ ነክትቶም ኣለና ዶ?

ተፈጥሮን ኣከባብን ማለት ኣብ ሓደ ቦታ ተዓቂቡ ዝርከብ ከም ንምህዋፅ ንጥቀመሉ ብእንስሳ እዉን ዝተዓቀቡ ክኮኑ ይክእሉ እዮም :: ተፈጥሮ ኣከባቢ እንብሎ ሓደ ተፈጥርኣዊ ዝተከለለ ቦታ ክቡር ቦታ ኢልና እዉን እንፅዉዖ ነገር ማለት እዩ:: ደቂ ሰባት ከዓ ኣብዚ ፅቡቅ መንፈሳዊ ሂወቶም ንከሕልፉ ደስ ዝብል እዩ ክንደየናይ ኢናከ ኣብዚ ሂወትና ክነሕልፍ ንደሊ?

ባህላዊ ሕክምና ማለት መጠኑ ብዘይ ተፈለጠ ካብ ስራስር ተኣሪን ተደቂሱን ወይ ተጣሒኑ ወይ ካብ ቆፅሊ ተቐንጢቡ ዝወሃብ መድሓኒት ማለት እዩ ።ወይ ድማ ዝህቦ ኣቦታት ወይ ኣዴታት ናይ ቀደም ኣለው መጠኑ ብዘይ ፍለጥ ግን ንሰብ ይጎድእ እዩ። ስለዚ ጠቓሚ እዩ ዶ ትብሉዎ?

ሃይማኖት ማለት ሃይማኖት ኦርቶዶክስ ተወሲድና ሓደ ዓብይ ንቡዝሓት ይምህርን ፆሎት ይገብር ካብ ቡዙሕ ነገራት ክፍውስ ይክእል። ካልእ ሃይማኖት ዘለና ኦርቶዶክስ ክንከውን ንደሊ ዶ?

ኣርማ ማለት ብጣዕሚ ንደቂ ሰባት ኣገዳሲ እዩ፡፡ ኣርማ ብምኽታልካ ካብ ብዙሕ ነገራት ክትጥንቐቕ ትኽእል ኢኻ፡፡ ናብ ዘይኮኑ ነገራት ውን ከይትኣቱ ኣርማኻ ብጣዕሚ ጠቓሚ ኢልና ነቐምጦ ኣብ ፅርግያታት ተድኣ ኾይኑ ሕዚ ወዲ ሰብ በበይ ይሓልፍ፣ መኪና በበይ ትሓልፍ ኣርማ ወይ ድማ ምልክት ኢልና ነቐምጦ ማለት እዩ፡፡ ንሕና ኸ ነስተውዕል ዶ?

ቤት ምግብን መስተን ማለት ደቂ ሰባት ካብ ገዝኦም ወፂኦም ዝጥቀምሉን ንምግብን ንመዘናግዕን ዝጥቀምሉ ቦታ እዩ። ንምንታይ እዮም ግን ደቂ ሰባት አብ ቤት ምግብን መስተን ወፂኦም ዝዘናግዑ?

ስራሕ ብቡዝሓት መንገዲ ክንግልጾም ንክእል ኢና፤ ስራሕ ማለት ካብ ንእሽተይ ጀሚሩ ዘሎ ካብ ምጽራግ ጫማ ጀሚሩ ካብ ምኩስታር ድዩ ካብ ቆጺርካ ካብ እንዳ ሰብ ተቆጺርካ ስራሕ እንተጀሚሩ ስራሕ ይብሃል። ደቂ ሰባት ግን ሓዳሓደ ሰባት ከዓ ስራሕ ክንዕቁ ክትርእዮም ከለካ እቶም ስራሕ እቶም ተቆጺሮም ስራሕ ዝጀመሩ ትፈቱስ ወይስ እቶም ዝነዓቁ እዮም?

ወድሰብ ብመጋየፂ ብጣዕሚ ከዓ ደስ ይብሎ መጋየፂ ማለት ንወድሰብ ብፅቡቅ ብሩህ ዝኮነ ልቦናን ብሩህ ዝኮነ ገፅን ክህልዎ ፅቡቅ ዝኮነ አካይዳ አከዳድናን ንክህልዎን ይገብር። ፅቡቅ ዝኮነ ጫማ ረጊፁ ፅቡቅ ዝኮነ እስታይል ክህልዎ ይገብር። ወድሰብ ንምንታይ ፅቡቅ መጋየፂ ይጥቀም?

መሰረታዊ ልምዓት ማለት ሓደ መንግስታዊ ትካል ኮይኑ ንወዲ ሰብ ብፍልጠትን ካሊእ ግዳማዊ ብኹሉ ነገር ዘገልግል እዩ። ግን ብከመይ ኢሉ ዩ ግን ንወዲ ሰብ ከገልግል ክኢሉ?

ኣርማ ማለት ምልክት ማለት እዩ። ወይ ንሓንቲ ሃገር ከም ባንዴራ ክኮና ይክእል እዩ። ከም ካሊእ መለለይ ሕብሪ ክኮን ይክእል እዩ፥ እንጥቀመሉ ሕብሪ እዩ። ኣርማ ማለት መብዛሕቲኡ ግዜ ኣብ ጽርግያታት ክንሪ ተለና ወይም ደሞ ካብ ናይ ትራፊክ መብራህትታት ክንሪ ከለና ናይ ሰብ ይሕለፍ መኪና ትሕልፍ ወይ ናይ እንስሳ ምሕለፊ ዝብል ነገር ኣለዎ። ሰብ ንምንታይ ኣርማ ይምልከት?

ስፖርት ማለት ብጣዕሚ ንደቂ ሰባት ጠቃምን ጠቃምን ጠቃምን እዩ። ስፖርት ማለት ኣካል ሰውነትካ ተበራታተዐሉ ወይም ደሞ ኣካል ሰዉነትካ ብጣዕሚ እተጠንክረሉ ንጉሆ ቅስቃሴ እትሰርሖ ዓይነት ስፖርት ይብሃል። ስፖርት ደቂ ሰባት ንምንታይ እዮም ግን ስፖርት ዘዘዉትሩ?

ፀጉሪ ንደቂ ሰባት አገዳሲ ካብ ዝበሃል ሓደ እዩ። መልክዕ እዉን ፅቡቅ ዘርኢ መልክዕ ክህልወካ እንተድአ ኮይኑ ፀጉርካ እውን ምክንካን ፀጉሪ ብጣዕሚ አገዳሲ እዩ ዝኸውን። ንአብነት ን ደቂ አንስትዮ ፅቡቅ ዝኮነ መልክዕ ክህልወን ይገብር። ንደቂ ተባዕትዮ እውን ካብ ብዙሕ ነገራት ፀጉሪ ክከላከልና ይክእል። ክንደየናይ ንከባከቦ?

ትምህርቲ ማለት ንሓደ ሰብ ወዲሰብ መንቅሒ ናብ ዝኸዶ ዝፈጥል መልዐሊኡ ዝፈልጥ እቲ ዝበፅሖ ቦታ ኣድራሽኡን እዉን ክፍለጥ ዝኽእለሉ ትምህርቲ እዩ። እንተዳኣ ተማሂሩ ወዲሰብ ሞይቱ ኣይሞትን ኣብ ዝኾነ ይኹን ስዓት ማለት እዩ። ስዘሊ ትምህርቲ ንወዲ ሰብ ጠቓሚ ድዩ?

ታሪክን ተፈጥሮ ማለት ታሪክን ማለት ካብ ቀደም ካብ ወለዶ ናብ ወለዶ እናተሰጋገረ ዝመፀ እዩ። ተፈጥሮ ድማ ካብ ተፈጥራዊ ዝርከብ ሰብ ስራሕ ዘይኮነ ብተፈጥሩ ከምኡ ኢሊ እናረኪብናዮ ካብ ታሪክ ናብ ታሪክ እናዓቀብናዮ ዝመፃና ይከውን። ተፈጥሮ ከዓ ብጣዕሚ ብናይ እግዝኣብሄር ይከውን ካብ ዓበይቲ ወለድና ዝረከብናዮ። ንምንታይ እዩ ግን ተፈጥሮ ተባሂሉ?

ሕርሻን ግብርናን ማለት ፅቡቕ ርክብ ዘለዎም ወይድማ ኢድን ጓንትን ኮይኖም ተኣሳሲሮም ካብ ዝኸዱ ሓደ እዩ፡፡ ሕርሻ ማለት ተሓራሲ ቦታ ኮይኑ እቲ ዝለመዐ ቦታ ይኸውን፡፡ ግብርና ድማ እቲ ሓዱሽ እታወት ወይ ድማ ከምኒ መዳበርያ ፣ ድኽዒ ኢልና ነቕጦም እዩ፡፡ ደቂ ሰባት ድኹዒ ተጠቒምና ብዙሕ እኽሊ ንረክብ ዶ?

ጥበብን ባህልን ማለት ጥበብ ማለት ንዝኮረዩ ሰባት ወይ አኬባታት ክእከቡ ከለው ብዝኮነ ጎንፂ ሰባት ንከይፈላለዩ ብጥበብና ብባህሊ ጌርካ እትፈላልዮም ወይ ድማ እትቆፃፀሮም እዮ፡፡ ስለዚ ጥበብና ባህሊ ጠቃሚ እዩ ዶ ትብልዎ?

መፋለጢ፦ መፋለጢ ማለት መብዛሕትኡ ስባት ብቡናን ብሻህን እዮም ዝፋለጡ፣ ግን ንምንታይ እዮም ብቡናን ብሻህን ዝፋለጡ? ማለት ኣብ ሓደ ኦም ኮፍ ኢሎም ኣብ ፅላል ኮንካ እናተፃወትካ መፋለጢ ዘይግበር? ደቂ ሰባት ከ ብቡናን ሻሂን ድና እንደልስ ብኮፍ ኢለካ ምዕላል?

ናይ ገዛ አቁሑት ካብ ዝበሃሉ ዓራት፣ ወንበር፣ ምድጃ፣ መብልዒ ሸሓነ፣ ሰፍኢ እዚአቶም ናይ ወዲሰብ ናይ ገዛ አቁሑት ዝጥቀመሎም እዮም። ግን እዚኦም ከመይ ኢሎም እዬም ንወዲሰብ ዝጠቅሙ?

ቤትምግብን መስተን ማለት ደቂ ሰባት ካብ ገዝኣቶም ወፅዮም ዝዘናግዕሉን ምግቢ ዝወስድሉን ማለት እዩ ቤትምግብን መስተን ማለት ድማ ንደቂ ሰባት ብጣዕሚ ጠቃሚ እዩ። ምክንያቱ ካብ ጥሜት የናግፎም ካብ ጭንቂ የናግፎም ደቂ ሰባት ግን ንምንታይ እዮም እዚ ክጥቀምሉ ኪኢሎም ?

ስፖርማርኬት ማለት ናይ ሓደ ቦታ ኣብ ሓደ ዝሽየጠሉ ከም መከፋፈሊ ኮይኑ ባዕልኻ ወሲድካ ገዚእኻ ከይድካ ኣከፋፊልካ እትሸጠሉ ማለት እዩ፡፡ ንገዛኻ ክኸውን ይኽእል ከም ንዕዳጋ ንዕቤት እውን ትጥቀመሉ ነገራት ማለት እዩ፡፡ መብዛሕትኡ ሰብ ስፖርማርኬት ይጥቀም፡፡ ካብ ስፓር ማርኬት ዝስራሕ ወዲ ሰብ ንምንታይ እዩ ካብ ስፖርማርኬት ዝገዝእ?

እፅዋት ሓደ ካብ ደጉዓ ናብ ከተማን ኣብ ገጠርን ኣብ ከተማን እንጥቀመሉ ሓደ ዓይነት እፅዋታት ኣለው። ኣብ ከተማ ንፍርያት ዝኾኑ ወይ ድማ ከም ፍላወር ዘገልግሉ ኢና እንጥቀም። ኣብ ገጠር ድማ ከም ዓኺ፣ ገባን ኢና እንጥቀም። ንምንታይ እዮም ሰባት ኣብ ገጠር ገባ ዝጥቀሙ?

ቤት ምግብን መስተን ማለት ደቂ ሰባት አብ ደገ ወፂኦም እናተዘናግዑ ዝበልዕሉ እናተዘናግዑ ዝሰትዩሉን ማለት እዪ። ቤት ምግብን መስተን ማለት ከም መናፈሻ መዘናግዒ ንጥቀመሉ እዪ ነሕናኸ መዘናግዒ ነፍቅር ዶ?

ሕብረተሰብን ስድራን፡- ሕብረተሰብ ማለት ኣብ ሓደ ቦታ ዝተፋላለየ ሃይማኖት ሃልይዎም ወይ ድማ ሓደ ዓይነት ሃይማኖት ሃልይዎም ኣብ ሓደ ቦታ ዝነብሩ ኣብ ሓደ ቦታ ዘይኮነ ግን ኣብ ስፍሕ ዝበለ ቦታ ዝነብሩ ማለት እዩ፡፡ ስድራ ማለት ድማ ምስኣቶም ርክብ ከም ብመብስዎ ክኮን ይክእል እዩ፣ ብሕውነት ክኮን ይክእል እዩ እዚኦም ክነብሩ እንተለዉ ሕብረተሰብና ስድራ ይባሃሉ፡፡ ንምታይ ግን ሕብረተሰን ስድራን ተባሂሎም?

ሱፐርማርኬት ኣብ ሓደ ዓብዩ ትካል ንግዲ ከም መከፋፈሊ ኮይኑ ዝጠቅም እዩ ሸቃጦ ድማ ወይ ነጋዶ ካብ ሱፐርማርኬት እናገዝኡ ብምክፍፋል ከዓ ናብረኦም የመሓይሹ ኣንሕናከ ኣብዚ ሸቅጥ እዚ ተጠቀምቲ ዲና ?

እፅዋት ማለት ኣትክልቲ ኮይኖም ካብቶም ቡዙሓት ኣትክልቲ ንኣብነት ሓደ ጌሾ ንመርፅ ኢና። ጌሾ ማለት ኣብ ኣገልግሎት እንዳ ስዋ እንዉዕለሉ ዓይነት ተክሊ እዩ። ስዋ ብጣዕሚ ንመስከርን ንታኣሽሙን እዩ ዝዉዕል እፅዋት ጌሽ። ጌሽ ንምንታይ እዩ ሰብ ግን ጌሾ ዝፀሙቅ?

እፅዋት ንኣግራብ ይኩን ንሰብ ብጣዕሚ ጠቀምቲ እዮም ንኣግራብ መሬት ትጓሕጉሑ ንከይከይድ መሬት ተሕቂፍ ክሕዘልና ይክእል ንወድሰብ እዉን ከም ፅላል ከምኒ ዕንጨይቲ ምግብነት እዉን ይዉዕሉ እዮም ንከም ጣዉላ እዉን ንጥቀመሎም ኢና ንምንታይ ግን እፅዋት ይተክል?

ስፓርማርኬት አቅሑት ማለት ንደቂ ሰባት ብጣዕሚ ጠቀምቲ ካብ ዝኮኑ ሓደ ከም መከፋፈል ንረክቦ አብ ከተማ ዝርከብ ኮይኑ ደቂ ሰባት እናገዝኡ ዝጥቀምሉ ከም ድስቲ፣ ማንካ፣ ሸሓነ፣ መብልዒ ቡዝሕ ነገር ዝጥቀሙሉ ማለት እዩ። ደቂ ሰባት ንምንታይ ብሸሓነ ይበልዑ?

ኣርማ ማለት ምልክት ማለት እዩ ምልክት ማለት ድማ ሰባት ብደመነፍስ ዝጉዓዙ ብደመነፍስ ዝረዳድእሉ ማለት እዩ። ንኣብነት ኣብ ከተማታት እንተድኣኬድና ሰብ በዙይ ይሕለፍ መኪና ካዓ በዙይ ትሕለፍ እዚ ሰብ ይሓልፍ ኣሎ ናይ ሰብ መሕለፊ መንገድታት ንፈልጠሉ ማለት እዩ። ንሕና ኸ እዚ ኣርማ እዚ ጥቕሙ ንፈልጦ ዶ ?

ባህላዊ ሕክምና ከም ናተይ ኣገላልጻ ብጣዕሚ ጠቃሚ ካብ ዝኾነ ሓደ እዩ። ጠቃሚ እዉን እዩ ዘይጠቃሚ እዉን እዩ። ዘይ ጠቃሚ ዝበልኩሉ ምክንያት ካብ መጠን ብላዕሊ መጠኑ ኣይፍለጥን የድሕን እዩ ነገር ግን መጠኑ ስለ ዘይፍለጥ ናብ ዘመናዊ ክቅየር ኣለዎ። ስለ'ዚ ባህላዊ ሕክምና ጠቃሚ ድዩ ጎዳኢ እዩ?

ምግብታት ምግብታት ማለት እቲ ዝዓበየ እጃም ዘለዎ ኣብ ወዲሰብ መቀሳቀሲ ከም ሞተር ኮይኑ ዘገልግለና ሓደ ምግቢ እዩ፡፡ ንደቂሰባት ሰብ ወዲሰብ ብዘይምግቢ ክንቀሳቀስ ኣይክእልን፣ ስለዚ ምግብታት ከመይ ጌርካ ክንዕቅቦ ንክእል ንከይበላሸው?

ተፈጥሮን ኣከባብን እንብሎ ሓደ ቦታ ብተፈጥሮኣዊ ሰብ ስራሕ ዘይኮነ ኣብ ሓደ ቦታ እንረኽቦ እዩ፡፡ ንብዙሓት ሰባት ድማ ከም ሙዜም ኮይኑ ዘገልግል ተፈጥሮን ኣከባብን ንብሎ፡፡ ከባቢ ድማ ንሓደ ቦታ ፍሉይ ቦትኡ ማለት እዩ፡፡ ንምንታይ እዩ ግን ኣብ ሓደ ቦታ ኮይኑ ወዲሰብ ተፈጥሮ ዝብሎ?

ንግድን ምትዕድዳግን ማለት ንግዲ ማለት ንሓደ ንግዲ ምውፃእ ማለት እዩ፡፡ ምትዕድዳግን ድማ ምቅብባል ማለት እዩ፡፡ ገዚእካ ምሸጥ ሸይጥካ ከዓ ምግዛእ ማለት እዩ፡፡ ወዲ ሰብ ግን ንምንታይ እዩ መብዛሕትኡ ግዜ ኣብ ንግድን ምትዕድዳግን ዝወፍር ዝዋፈር?

እስፖርት ንደቂ ሰባት ሓደ ካብ ዝጠቅም ብጣዕሚ ወሳኒን ንጥዕናኻን ንግልቦትካን ብጣዕሚ ጠቃሚ ካብ ተባሂሉ ዝተቀመጠ እዩ ።ፕልኣፕ እና ኩሽኣብ እናበልና ነቅምጦ ማለት እዩ ። ዓይነታት እስፖርት እስኪ ካብቶም ዓይነታት እስፖር ዝበሃሉ እስኪ ክልተ ጥቀሱለይ?

ናይ ገዛ ኣቁሑት ናይ ገዛ ኣቁሑት እንብሎም ንምግብነት ፣ንመደቀሲ እንጥቀመሎም ኣቁሑት ማለት እዩ። ንኣብነት:- ከም ኮቦርታ፣ ፍርናሽ፣ ዓራት ወዘተ እዚኣቶም ናይ ቀረባ ኣቁሑት እዮም። ንምግብነት ድማኒ ከም መብልዒ ሽሓነ፣ ማንካ፣ ብረድስቲ ማለት እዩ። እዞም ምግቢ እዚኦም ንኸይባላሸዉና ብደንቢ ክንሕዞም እንኤና። ከመይ ጌርና ግን ከንከናኸኖም ንኽእል?

መጋየፂ ፦መጋየፂ ማለት ደቂ ሰባት ከም ፅቡቅ ውቅብ ኢልካ ንክትረአ እንጥቀመሉ ዓይነት ክዳን ክኾን ይክእል፤ ጫማ ክኾን ይክእል፤ ስረ ንደቂ ሰባት ንኣጋላት ይኹን ኣወዳት ክንጥቀመሉ ብዝተፈላለዩ መንገድታት ማለት እዩ። ደቂ ሰባት ንምንታይ ኢና ግን መጋየፂ እንጥቀም?

ኣርማ ናይ ሓንቲ ሃገር ምልክት መለለዪ ከም ባንዲራ ኢልና ንጥቀመሉ መለለዪ ኣርማ እዩ እቲ ኣርማ ድማ ብደም ሰብ ዝመፅ እዉን ክከዉን ይክእል እዩ ንኣብነት ከምኒ ባንዴራ ትግራይ እንተ ኢልና ናይ ትግራይ መግለፂ መንነታት እንታይነታን እዩ እዚ ኣርማ ጠቃሚ ድዩስ ከመይ ኢሉ ጠቃሚ ኮይኑ ወይ ድማ ከመይ ኢሉ መለለዪ ኮይኑ ?

ወዲ ሰብ ትራንስፖርት እንከይ ከፈለ ክጓዓዝ ኣይክእልን። ተሽከርከርቲ ከይተጠቀመ እውን ዝኾነ ሓደ እጃም ስርሑ ብቅልጡፍ ከሳልጥ ኣይክእልን። ስለዚ ትራንስፖርት ከፊከልካ ብተሽከርከርቲ ምካድ ብጣዕሚ ፅቡቅ ዝኮነ ዕብየት ክህልወካ ይገብር። ትራንስፖርትና ተሽከርከርቲ ፅቡቅ ሪሌሽን ኣለዎም እና ደቂ ሰባት ናብኡ ንክንከትት ይሕግዘና ዶ?

ኤለክትሮኒክስ ማለት ኤለክትሪክ ዝመፅ ኮይኑ ከም ምድጃ ንጥቀመሎም ከም መብራህቲ ከም ሶላር ንብዙሓት ነገራት ንጥቀመሎም። ኤለክትሮኒክስ ንወዲሰብ ብጣዕሚ ጠቀምቲ ካብ እንብሎም ነገራት ማለት እዩ። ካብ ፅሓይ ዝስሕብ ከም ሶላር ንጥቀመሉ እዩ። ወዲ ሰብ ንምንታይ ኤለክትሮኒክስ ወይ ድማ ሶላር ይጥቀም ?

ሱፐርማርኬት ኣቑሑት ማለት ንዕዳጋ ዝግዝኡ ኣቑሑታት ኮይኖም ወይድሞ ናይ ሓደ መከፋፈሊ ኣቑሑ ኮይኑ ንወዲሰብ ከዓ ካብ ናብ እንጥቀመሉ ለምሳሌ ገዛእን ሸያጥን ማለት እዩ። ካብ ሱፐርማርኬት ሰባት ከዓ እናገዝኡ ብዙሕ ነገር ይጥቀሙ። ብግሊ ይኹን ንኢንዲስትሪ ንሸቀጥ ንዕዳጋታት ይኹን ንብዙሓት ነጋዴታት ይጥቀሙ። ደቂ ሰባት ንምንታይ እዮም ካብ ሱፐርማርኬት ዝገዝኡ?

ሙዚቃ ማለት ንደቂ ሰባት ፅቡቕ መንፈሳዊ ስምዒት ዘሕድርን ካብ ጭንቀት ዝገላግለን ንርእስኻ ደማ ፍረሽ ዝገብር ዓይነት መፃወቲ ሙዚቃ እዩ። ንምንታይ ኢና ግን ሙዚቃ ንጥቀም?

መፅሓፍትን ጋዜጣን ማለት ደቂ ሰባት ብመፅሓፍትን ብጋዜጠን ንኽልተ ነገራት ይጥቀሙሉ። ሓደ ብመፅሓፍቲ ንእውቀት ንመዘናግዕን ይጥቀሙሉ። ካብ ጋዜጣታን ንብዙሓት ሓበሬታትን ጥቕምታትን የግንዩሉ። ብኸመይ አዮም ግን ይጥቀምሉ ?

ሕጊ ኣክበርቲ ማለት ደቂ ሰባት ሕጊ ከክብሩ እንከለዉ ካብ ዝተገደበ ሕጊንላዕሊ ዘይምውፃእ ማለት እዩ። ሕጊ ኣክበርቲ ሕጊ ብምክታሎም ብዙሕ ተጠቃምነት ነገር ከዓ ይኮኑ። ንኣብነት ከም ኣብ ትሕቲ ዘለዉ ኣብ ታሕቲ ንምግልጋል እዉን ይጥቀመሉ። ንምንታይ እዮም ግን ደቂ ሰባት ሕጊ ዘክብሩ?

ኣነ ተማህራይ ስለ ዝኮንኩ ቢሮ ብቢሮ ይጥቀም። መሳርሒ ቢሮ ንትምህርቲ ይጥቀም ።ኣቦይ ድማ ገባር ስለ ዝኮነ መሳርሒ ማሕረሻ ገይሩ ይጥቀም። ኣነ ንምንታይ እየ ብቢሮ ዝጥቀም? ኣቦይ ንምንታይ እዩ ብማሕረሻ ገይሩ ዝጥቀም?

ወዲሰብ ካብ ዝተፈላለየ ምግብታት ብቀረብ ገይሩ ብዘየምግቢ ክንቀሳቀስ ስለ ዘይክእል ምግቢ ካብቶም ሓደ ናይ ወዲሰብ መሰራታዊ ድሌት እንብሎም ሓደ ምግቢ እዩ። ምግቢ ከዓ ብብዙሕ መንገዲ ክጠቅመና ይክእል። ብምብላዕ ይኩን ንግዚኡ ንመዘናጊዒ ይኩን ንጥቀመሉ ነገር እዩ ። ክንደይ ዓይነታት ምግቢ ኣለው?

ጫማ ማለት መሰረታዊ ድልየት ናይ ወዲ ሰብ ማለት እዩ፡፡ ጫማ ካብ ነገር ክላኸልና ይኽእል ካብ ዕንቅፋት ካብ ፀሓይ በቃ ካብ ዝተፈላለዩ ነገራት ክከኸለልና ይኽእል:: ጫማ ልዕሊ ዓቕሚ ዘለዎ ንጥቀመሉ ኢና ንሕና ኸ ተጠቀምቲ ጫማ ዲና?

ምግብታት:- ምግብታት ማለት ንደቂ ሰባት ኣድላይ ተባሂሉ ካብ ዝተቐመጠ ሓደ ምግቢ እዩ፡፡ ሰብ ብዘይ ምግቢ ክንቀሳቐስ ኣይኽእልን። ካብ መሰረታዊ ድልየትና ካብዘቐመጥናዮም ምግቢ እዩ፡፡ ሰብ ብዘይምግቢ ክንቀሳቐስ ስለ ዘይኽእል እንሕና ኸ ዘለና እንክብካበ ወይ ድማ ንምግቢ ዘለና ጥንቃቐ ከመይ ገይርና ክንሕዞ ንኽእል?

ናይ ገዛ ኣቁሑ እንብሎም ኣብ መንበሪና እንረክቦም ኣቁሑ ማለት እዩ፡፡ ናይ ምግብና ክኮኑ ይክእሉ ናይ መደቀሲና ለምሳሌ መብልዒና ክንብሎ ተደኣ ኮይና ጎማ መሳተያ መበለዒ ቢያቲ ሓጭን በዙሓት ነገራት አለዉና፡፡ ንኣብነት ከም ብረድስቲ ናይ ምግቢ እንብሎም ኣቢልና ነቅምጦም፡፡ ደቂ ሰብ ንምንታይ ብናይ ገዛ ኣቁሑ ገይሩ ዝምገብ?

ምብታት ማለት ዝተመጣጠኑ ምግብታት ማለት እዩ፡፡ ዝተመጣጠኑ ምግብታት ማለት ድማ ሕማም ተከላከልቲ ሰውነት ሃነፅቲ ማለታት እዩ፡፡ ንዝኮነ ንህፃውነቲ ይኩን ንዓበይቲ ወዲ ሰብ ብዘይ ምግቢ ክነብር ኣይክእልን፡፡ ምግብታት ከዓ ንወዲ ሰብ ብጣዕሚ ኣገዳሲ እዩ፡፡ ወዲ ሰብ ንምንታይ ምግቢ ይበልዕ፡፡

መጋየፂ ማለት መብዛሕትኡ ሰብ አብ አውዳ አመት አብ ዝኮነ ሓደ ሓደ ሓደሽቲ በዓላት ዝጥቀመሉ መጋየፂ እዩ። መጋየፂ መብዛሕትኡ ግዘ አብ አውዳአመታት ነዘውትሮ። ደቂ ሰባት ንምንታይ እዮም ግን መጋየፂ ዝጥቀሙ?

ወዲ ሰብ ንብዙሕ ነገራት ክብል ይጓዓዝን ብብዙሕ ነገር ናብ ስደት ይኸይድ፡፡ ጉዕዞ ንመንፈሳዊ ጉዕዞ ኢሉ ውን ጉዕዞ ይኸይድ ንስደት ኢሉ ውን ጉዕዞ ይኸይድ ንቱሪዝም ኢሉ ጉዕዞ ይኸይድ፡፡ ጉዕዞን ትሪዝምን ስደትን ሪሌሽን ኣለዎም፡፡ ሊሌሽኖም እንታይ እዩ ኩሎም ከዓ ንምኻድ ነገር እዩ፡፡ ፅቡቕ ነገሮም ከዓ ንምርኣይ እዩ ስደት ውን ንምዕባይ እዩ፡፡ ወዲ ሰብ ግን ንምንታይ እዩ ዘይዓቢ?

መጋየፂ ማለት ኣብ ንኣብነት ከም ናይይ ባዓላት ክከውን ይክእል እዩ ኣብ ገዛና መጋየፂ እንጥቀመሉ ደቂ ሰባት ባዕልና መጋየፂ እንጥቀመሉ ሓንቲ ከተማ ዉን መጋየፂ እትጥቀመሉ ኣሎ። እቲ መጋየፂ ከዓ ፅቡቅ ዝኮነ ውቅብ ዝበለ ትሪኢትን ቡዙሕ ወፃኢ ክሽፈን ዝክእል እዩ። ስለዚ ጠቃሚ እዩ ዶ ትብልዎ?

ሃይማኖት ማለት ናይ ደቂ ሰባት እምነት ኣምልኮት ዝፍፅሙሉ ካብ ልቦም ኣሚኖም ዝሰግድሉ ማለት እዩ፡፡ ንኣብነት ኦርቶዶክ ሃይማኖት ኦርቶዶክስ ተድኣ ወሲድና ደቂ ሰባት ብፅቡቅ መንፈስን ብፅቡቅ ርድኢትን ዝርድኡሉ እዩ፡፡ ግን ንምንታይ እዮም ሃይማኖት ኦርቶዶክስ ዝኽተሉ?

ሃይማኖት ማለት ናይ ደቂ ሰባት እምነትን ኣምኮትን ጣኦትን ዝሰግዱሉ ኮይኑ ናይ ጥቅኡ መንገዲ ወይ ድማ ካብ ልባቶም ኣሚኖምሉ ዝቅበልዎ ማለት እዩ። ኣንሕናከ ኣብ ምንታይ ሃይማኖት እምነት ተከተልቲ ኢና?

መፋለጢ መብዛሕቲኡ ሰብ እኽለማይ ኣጥፊኡ ክፋለጥ ይገብር። ስዋ ፀሚቁ እንጀራ ጋጊሩ ብዙሕ ነገር መፋለጢ ይግበር። ወድ ሰብ ግን ንምንታይ እዩ ብእኽለማይ መፋለጢ ዝገብር? እንታይ ክጠቅሞ ስለዝደለዮ እዩ? መዓዝን ኣበይን ከ ቦታ ክጥቀመሉ ዝሓስብ ?

ሃይማኖት ማለት ብዙሕ ሃይማኖታት ኣለው ብዙሕ ሃይማኖታት እንትህልው ከለው ሓደ ካብ ሓደ ክዓቢ ሓደ ካብ ሓደ ክንእስ ኣይክሊይ። ሃይማኖትካ ተከትሊካ በቲ ናይ ሃይማኖትካ ዝብሎ መሰረት ምጥቃም ማለት እዩ። ዘይምስራቅ ዘይምሕሻው ኣብ ኩሎም ዝርከብ ሓደ ንሱ እዩ። ሰባት ግን ክንደየናይ ሃይማኖት ኣክበርቲ ኢና?

ዜና ኣውታር ማለት ኩሉ ማዓልታዊ እንሰሞዖ ዜና ወይ ደሞ እንሰምዖ ዝመሓላለፍ ነገር ሚድያ ኩሉ ነገር ሓቢርካ ዝስመዐሉ እዩ። ዜና ማለት ብጣዕሚ ጠቃሚ እዉን እዩ። ጠቃሚ እንሰምዐሉ ጠቃሚ ዘይንሰምዐሉን መንገድታት እዉን አለና። ንሕና ከ ካብኣቶም ተጠቀምቲ ዲና?

ባህላዊ ሕክምና ማለት ካብቶም ዘይተምሃሩ ዓበይቲ ዓበይቲ ወለድና እንረክቦ ካብ ሱር ክከዉን እዩ ካብ ሱር እናበጠስካ እናደቘስካ ዝዉሃብ ወይ ካብ ቆጽሊ እናቀንጠብካ ዝውሃብ ዓይነት መድሓኒት እዩ ፤መጠኑ ከዓ ኣይፍለጥን ስለዚ እዚ ንደቂሰባት ብክፋሉ ከዓ ይጎድእ እዩ። ባህላዊ ሕክምና ንምንታይ ንጥቀም ?

መጋየፅን መመላክዕን፡- መጋየፂ እንብሎ ሓደ ክዳን ክኮን ይክእል እዩ። ጫማ ክኮን ይክእል እዩ። እንጥቀሙሉ ዋላ ጥዑይ ክዳን ማለት እዩ። መመላኪዒ ማለት ድማ ከም ኣብ ፅፍርና ኣዝማልቶ ምቅባእ ከም ሓደሓደ እንጥቀመሎም ማለት እዩ። ደቂ ሰባት ንምንታይ ኢና ግዝየና ኣብ መመላክዕን መጋየፅን እነሕልፍ?

መሰረታዊ ልምዓት፦ መሰረታዊ ልምዓት ማለት ሓደ ንወዲ ሰብ ከዕብይዎ ዝክእሉ ወይድማ ካብ ፀገም ናብ ፀገም ከሸጋግርዎ ዝክእሉ ማለት እዩ፤ ከዉልስቶን ንዉሰድ ከዉልስቶን ማለት ጭቃ ዝነበረ መእትዊ ገዛና ብከዉልስቶን እንተድኣተሰሪሑ ናብ ፅቡቅ ብዘይጭቃ ናብ ገዛና ነኣቲ እቲ ሰብ ዉን ካብ ስእነት ስራሕ ይናገፍ ኣሎ ማለት እዩ። ሕዚ ከዉልስቶን ይሃሉ ዶስ የቋርፅ?

ገዛን መንበርን ማለት ገዛ ማለት ካብ ፀሓይ መከላኸሊ፣ ካብ ቁሪ መከላኸሊ ኢልና ንሰርሖ ሓደ ድሌት ማለት እዩ፡፡ መንበሪ ማለት ድማ ወዲ ሰብ ዝበልዐሉን ዝሰትየሉን ዝድቕሰሉን መንበሪ ኢልና ንፅውዖ፡፡ ወዲ ሰብ ንምንታይ እዩ ኣብ ገዛ ዝበልዕ ወይ ድማ ወዲ ሰብ ኣብ መንበሪኡ ዝድቅስ?

ተፈጥራዊ ኣከባቢ ኢልና እንፅወዖም እቶም ካብ ቀደም ዝርከቡ ካብ ወለዶ ናብ ዎሎዶ ተዓቂቦም ከም ዓበይቲ ክከውን ይክእል እዩ ከም ቤተ-ክርስትያን ክከውን ይክእል እዩ መስጊድ ክከውን ይክእል እዩ ስለዚ ናይ ተፈጥሮን ኣከባብን ዘለው ኣብዚ ከይድና ትግብንዩ ዶ?

ትራንስፖርን ተሽከርከርትን፣ ትራንስፖርት ማለት ደቂ ሰባት ዝከፍልዎ ገንዘብ ማለት እዩ ። ንትራንፖርት ወፃኢ ዝገብርዎ ነገር ማለት እዩ። ተሽከርከርቲ ማለት ደሞ ተሽከርከርቲ ደቂ ሰባት ተሰቂሎም ካብ ቦታ ናብ ቦታ ዝጓዓዓዝሉ ማለት እዩ። ደቂ ሰባት ግን ንምታይ እዮም ብተሽከርከርቲ ዝከዱ?

መሰረታዊ ግልጋሎት ማለት ሓደ ማይ ንወስድ ንኽእል ኢና፡፡ ማይ ሓደ መሰረታዊ ግልጋሎት እዩ፡፡ ንደቂ ሰባት ከዓ ብጣዕሚ ሂወት ካብዘለዎ ሓደ ማይ እዩ፡፡ ብዘይማይ ከዓ ክንበር ኣይኽእልን፡፡ ደቂ ሰባት ብጣዕሚ ማይ ይጥቀሙ:: ደቂ ሰባት ንምንታይ እዮም ማይ ክጥቀሙ ዝገብሮም ምኽንያት እንታይ እዩ?

መፋለጢ ማለት ደቂ ሰባት ብእኽልን ማለት እንጀራ ኣጥፊኦም ስዋ ፆሚቖም ብሓደ እክብ ኢሎም ኣብ ሓደ ቦታ ዝፋለጡሉ ወይ ኣብ ሓደ ቦታ ዝዝትይሉ ማለት እዩ ደቂ ሰባት ንምንታይ እዮም ግን እኽልን ማይን ኣጥፊኦም ዝፋለጡ ?

ማሕበራዊ ምድያ ማለት ንደቂ ሰባት ብጣዕሚ ጠቃሚ ኢልና ካብ ዘቀመጥናዮ ሓደ እዩ። ማሕበራዊ ምድያ ማለት ኣብ ዘለናዮ ቦታ ኮይና ኣብ ሓንቲ ሃገር ዘሎ ኩነታት ይከውን ብፅቡቅ ይኩን ብሕማቅ ኩሉ ነገር ክመሓላለፍ ይክእለልና ማለት እዩ። ደቂ ሰባት ንምንታይ እዮም ማሕበራዊ ምድያ ዝከታተሉ?

መጋየፅን መማላኽዕን ማለት ንሓደ ገዛኻ ወይ ድማ ንሓደ ሰብ ብደንቢ ኣፀቢቕካ ተፅብቐሉ ማለት እዩ። ወይ ድማ ብዝበለፀ ካዓ ኣብ ገዛና። ኣብ ገዛና መብዛሕታኡ ግዜ መጋየፂ ከም ቅብኣት ነገራት ተቐባቢእና ንጥቀመሎም ኢና። ከም ኣውደ ኣመት ክኸዉን እንተሎ መማላኽዒ እዉን ገዛና ኣምለኻኽዕዕ ኣቢልና ደስ ኣብ ዝበለና ሰዓት እዩ። ንምንታይ ሰብ መመላኽዒ ይጥቀም?

ሙዚቃ ማለት ንወዲ ሰብ ብጣዕሚ መዘናግዒ ወይ ድማ ንዝኮነ ኣዉድ ኣመት መሕለፊ እንጥቀመሎም ከም መጫወቲ እንጥቀመሎም ሙዚቃ መብዛሕቲኡ ግዜ ዓበይቲ ይኩን ንቆልዑት ይጠቅም:: ንግዜ ከም መዝናግዒ እዉን ይጠቅም::ሙዚቃብጣዕሚ ጠቃሚ ንወድሰብ እዩ:: ሰብ ግን ንምንታይ እዩ ሙዚቃ ዝጥቀም?

መጋየፂ ማለት መብዛሕቱ ግዘ ብዘይ ኮነ ወፃእታት ጌርና ኣብ ኣዉደኣመት ነዉፅኦ ንመጋየፂ ኢልና ነዉፅኦ። ንሕና ደቂ ሰባት ብዘለና ዓቅሚ ዘይኮነ ንመጋየፂ ነዉፅእስ ብዘይብልና ዓቅሚ ኢና መጋየፂ ነዉፅ እና። ንምንታይ ኢና ግን ደቂ ሰባት ብዘለና ዓቅሚ መጋየፂ ወጻኢ ዘይንገብር ንኣዉድኣመት ?

ፅሕፈት መሳርሒ ንደቂ ሰባት ጠቀምቲ እዮም ካብኣቶም ወረቀት፣ ቢሮ፣ ፕሪንተር ወዘተ።

ማሕበራዊ ምድያ ማለት ደቂ ሰባት ኣብ ገዝኦም ይኹን ኣብ ስራሕ ቦትኦም ኮይኖም እናዳመፁ ብዙሕ ምድያታት ዝረክቡሉ ወይ ድማ ብዙሕ መልእክታት ዝገንይሉ እዩ። ንኣብነት ከም ብሬድዮ ብቴሌቨን ዝረክቡሉ እዩ። ንምንታይ እዮም ግን ዝጥቀምሉ?

ስፖርት ንደቂ ሰባት ካብ ዝጠቅሙ ሓደ እዩ ።ስፖርት ንጥዕናካ ሕሉው ይገብረካ፣ ፅቡቅ ዝኮነ ነብሲ ፅቡቅ ዝኮነ ጥዕናን ይህልወካ ቅድሚ ሕክምና ስፖርት ይመርፁ ሓደ ሓደ ሰባት እና። ንምታይ ይመስለኩም ኣጠቓቕማ ስፖርት?

መሰራታዊ ግልጋሎት ሓደ ኣብ ከተማ እንተወሲድና ፅርግያ ንወዲ ሰብ ብጣዕሚ መሰረታዊ ኣገልግሎት ሓደ እዩ፡፡ ንንግዲ ንኢንዳስትሪ እውን ብጣዕሚ ምዕባለ ኣለዎ፡፡ ንሓንቲ ሃገር እውን ብጣዕሚ መሰረታዊ ግፍልግሎት ኮይመኑ ካብ ዘገልግላ ሓደ ብመኪና ይኩን ዝተፈላለዩ ንክከደሉ ማለት እዩ፡፡ ወዲ ሰብ ንምንታይ እዩ መሰረታዊ ድሌት ወይ ድማ ፅርግያ ዝጥቀም?

መስተታት ንወድ ሰብ ካብ ዝጠቅሙ ሓደ እዩ ካብ ዝጎድኡ ሓደ እዩ ። ካብ ዝጠቅሙ ክንብሎም ከለና ናይ ወድሰብ ሂወት እዩ። ሰሪሕካ ብምጥቃምካ ናይ ወድሰብ ሂወት እዩ። ጎዳእታት ክንብሎም ከለና ደግሞ ልዕሊ ዓቅምካ ሰቲካ ምስ ዘይኮነ ሰብ ምባአስን ምስ ዘይኮነ ፅልኢት ምምፃእ እዩ። ደቂ ሰባት እዙይ ተገንዚብና አብ ከይዲ ንርከብ ዶ?

ንግድን ምትዕድዳግን ማለት ንግዲ ማለት ዝወሓደ ትጥቀመሉ ቦታ ወይ ድማ ትዝውፃካዮ ወረቀት ማለት ካብ ናብ ምሃብን ምቕባልን ይኸዉን፡፡ ንግድን ምትዕድዳግን ማለት ትእስስር አለዎ ንሓንቲ ሃገር ዕብየት እዩ፡፡ ሰብ ንምንታይ እዩ ብንግዲ ዝምሓደር ወይ ደሞ ሰበ ይታዓዳድግ?

ሙዚቃ ማለት ሙዚቃ ናይ ደስታ ሙዚቃዊ ዝኮነ መልእክቲ ዝመሓላለፈ ደቂ ሰባት እዩ፡፡ ሙዚቃ ጠቃሚ ካብ እንብሎም ሓደ ዓበይቲ መልእክትታት ከምኒ በዓላት ከምኒ ኣውደኣመታት እንጥቀመሎም ማለት እዩ፡፡ ሚዚቃ ዓብይ እጃም እንታይ ኣለዎ ኣብ ወድሰብ?

ናይ ገዛ ኣቁሑት እንብሎም መጎጎ ፣ምድጃ፣ መስተዪ ፣መብልዒ ሸሓነ እዚኣቶም እዮም፤ እዞም መብልዒ እዚኣቶም ብጣዕሚ ከዓ ንደቂ ሰባት ዉን ዋና ከም ጠቀምቲ ኮይኖም እንረክቦም ። ግን ንምንታይ ይጠቅሙና?

ንግድን ምትዕድዳግን ማለት ካብ ዘይነበረካ ንዝነበረካ ተካፋፍሎም ሰባት ዘይብልካ ገዚእኻ ተምፅአሉ ማለት እዩ፡፡ ንግድን ምትዕድዳግን ንሓንቲ ዓዲ ብጣዕሚ ወሳኒ እዩ፡፡ ካብ ናብ እውን ካብቲ ዘይብሉ ናብቲ ዘይብሉ ወሲድካ እውን ንባዕልኻ እውን ተረባሒ ትኸውን፡፡ ንሮካውን ተመሓይሸሉ ማለት እዩ፡፡ ንግድን ምትዕድዳግን ክንደየናይ ድልዋት ኢና?

ዜና ኣውታር ማለት ኩሉ ጊዜ ትጥቀመሎም ንጎሆ ይኹን ምሸት ቀትሪ ይኹን ኣብ ትዝናነየሉ ሰዓት ይኹን ጥዑይ ዝኾነ ሓበሬታ ክትረኽበሉ ኣብ ዝደለኻ ማለት እዩ፡፡ ብዙሕ ጉዳያት ውን ትረክብ፡፡ ብዙሕ እውቀታት እውን ትረክብ፡፡ መብዛሕትኡ ሰብ ዜና ኣውታር ይጥቀም፡፡ ዜና ኣውታር ዝጥቀመሎም ግን እንታይ ንኽጠቅመና እዩ፡፡ ወይ ድማ ንምንታይ ይጠቅም?

መሳርሒ ማለት ንኣብነት ኣብ ሕክምና እንጥቀመሉ ሓደ ጓንቲ እዩ፡፡ ጓንቲ ድማ ኣብ ውሽጢ ኢድና ኣእቲና ምስ ካሊእ ሰብ ደም ንክክእ ንከይንገብር ዝሕግዘና መሳርሒ ሓደ ጓንቲ እዩ፡፡ ጓንቲ ብጣዕሚ ንወዲሰብ ካብ ተመሓላለፍቲ ይከላኸል እዩ፡፡ እዚ ጓንቲ እዚ ጠቃሚ ድዩስ ጎዳኢ?

ፀጉሪ ማለት ኣብ ርእሲ ወዲሰብ ዝቦቅል ኮይኑ ብዙሓት ጥቅምታት ኣለዎም፡፡ ከም ደቂ ኣንስትዮ እንተወሲድና ንመልክዕ ይጥቀማሉ:: ከም ደቂ ተባዕትዮ እንተወሲድና ድማ ካብ ፀሓይ ንመከላኸሊ ከም ብዙሓት ነገር ንጥቀመሉ፡፡ ንምንታይ እዩ ግን ፀጉርና ኣብ ርእስና እነንውሕ?

ናይ ገዛን በረካ ን ክንብል እንተለና ንኣብነት፦ ቡና ክንወስድ ንኽእል ኢና። ኣብ ቡና ማለት መበል 3ይ እንሰትዮ ኣብ ኣውዳኣመት ክኾን ይኽእል ኣብ ዝኾነ ክኾን ይኽእል ኣብ ዕረፍትና ሰዓት ክንሰትየሉ ንኽእል በረካ ማለት እዩ። እንስሳት ኣብ ገዛ እነፍርዮም ንወዲሰብ ምስ እንስሳ ዘቤት እነፍርዮም እንስሳ ዘቤት ተላመድቲ ማለት እዩ። እንስሳ ዘቤት ብጣዕሚ እየን ዝጠቅማ ንምታይ?

ጫማ ብጣዕሚ ጠቃሚ ተባሂሉ ካብ ዝተቐመጡ ናይ ደቂ ሰባት ሓደ እዩ፡፡ ጫማ ካብ ዕንቅፋት፣ ካብ ፀሓይ፣ ካብ ቁሪ ካብ ብዙሕ ነገር ካብ ፀፀር ይካላኸለልና፡፡ ስለዚ ጫማ ከዓ ብዙሓት ጫማታት ከዓ ኣለው፡፡ ካብኣቶም ድማ ሽራኽ ክኾን ይኽእል፣ ሸባቶ፣ ሳእኒ ክኾን ይኽእል፣ ንደቂ ሰባት ብጣዕሚ ካብ ዝጥቀሙ። ክንደይ ዓይነት ጫማታት ኣለው?

ዜና ኣውትር-ዜና ኣውትር ማለት ብመዓልቲ ይኹን ብዕለታዊ ብሰዓታት ብደቓይቕ እንሰርዖ ሓደሽቲ ዜናታት ማለት እዩ፡፡ ወይ ደሞ ዋላ ዝፀንሐ እውን ክኸውን ይኽእል እዩ፡፡ ዜና ኣውትር ኩሉ ግዜ ምስማዕ ይጠቅም እውን እዩ፡፡ ምኽንያቱ ካብቶም ዘለዉ ሓደሽቲ እዋናዊ ሓበሬታት እንጥቀመሉ ብዜና ኣውትር እዩ፡፡ ኣንሕና ከ ተጠቀምቲ ዶ?

ንደቂ ሰባት ካብ ዘኩርዖም ሓደ ስራሕ እዩ ስራሕ ብጣዕሚ ጠቓማይ እዩ። ኣብ ግዜ ንእስነትካ ድማ ብፍላይ እንተሰሪሕኻ ትልወጥን ትቕየርን ፅቡቕ ዝኾነ ውፅኢትን ተምፅእ። እዚ ኩሉ ነገራት ውን ንሕና ግን ተገንዚብና ኣብ ምንታይ ስራሕ ተዋፊርና ንርከብ?

ስፖርት ማለት ብጣዕሚ ንወዲ ሰብ ሓደ ካብ ኣድላዪ እንብሎ ሓደ እዩ፡፡ ብስፖርት ዝዓበየ ሰብ እንተኾይኑ ወይ ድማ ስፖርት ኣዘውቲሩ ዝጥቀም ሰብ እንተኾይኑ ካብ ሕማም ነፃ እዩ፡፡ ስለዚ ስፖርት ንምንታይ እዩ ወዲ ሰብ ዝጥቀመሉ?

ናይ ኣገዛ ሕማለት ብጥዕሚ ንወዲ ሰብ ወሰንቲ ኸምሎ ማለቲ ናእብነት ከብ መደቀሲ ዓራት ኣንሶላ ፣ኮቡርታ እዚኣቶም ናይገዛ ኣኾኑሎም ወዲ ሰብግን ንምንታይ ኮበርታ ኣይጥቀም ንምንታይ ዓራት ይጥቀብ ወዲ ሰብ ሕፂሩ ንምንታይ ናይገዛ ኣ ኣይጥቀብ

ባንዴራ ናይ ሓንቲ ሃገር መንነትን እንታይነትን መግለጺ እዩ፡፡ ብደም ወዲ ሰብ ኸዓ ተተኪኡ ዝመጸ እዩ፡፡ ግን ከመይ ጌይሩ ግን እዙይ ብወዲ ሰብ ክትካእና ናይ ወዲ ሰብ ክውክለና ኺኢሉ?

ታሪኽ ማለት ሓደወዲ ሰብ ካብ ንእስነቱ ጀሚሩ ክሳብ ማኸል ዕድሚኡ ኽሳብዐዊ ይዕድሚኡ ዘሎ እናራኣዮን ናተኸተሎን እናሠርሖን ዝመጸ ኣነ ታሪኽ እዩ። ግን መዓዘን ኣበይን ይትንትኖን?

መሠረታዊ ልምዓት ሓደ ንወዲ ሰብተጠቐምቲ ኢልና ካብ ነቐምጦ ሓደ ምንፃፍ ኮብልስተን እዩ፡፡ ምንጻፍ ኮውልስቶን መሠረታዊ ልምዓት እዩ፡፡ ንብዙሓት ሰባት ኸዓ ዕድል ስራሕ ኸዓ ይፈጥር፡፡ ብዙሓት ሰባት ውን ኣብ ከውልስቶን ተሰማርዮም ይስርሑ፡፡ ስለዙይ ምንጻፍ ከውልሰቶን የሃሊ ዶስ የቋርፅ?

ትምህርቲ ማለት ንደቂ ሰብ ዋና ምህናፅ ካብ ድኽነት መጋላገለን ንጽቡቕ ዕቤት ዝኾነ ንሓንቲ ሃገር ይኹን ንሓደ ወዲ ሰብ ንግሉ ዝኾን ብፅቡቕ ዕቤትዝዓብየሉ ወይ ድማ ርእሱ ዝሃንፀሉ ማለት እዩ፡፡ ህንጸት ማለት ብጣዕሚ ናብ ዝዓበየ ቦታ ትበፅሓሉ ማለት ንምንታይ ግን ሰብ ይመሃር?

ጽሕፈት መሣርሕ ማለት እንደቕ ሳባት ብዝጣዕሚ ከብ ዝጠቅም ሓደ ኢብ ከም ከምተር ፣ጵሪንተር፣ ቢሮ፣ ደፍተር ፣ወረቐት፣ ቀደም ብድና ንጽሕፈ ዝነበርና ሎም ኸዓ ብከምጵተር ጺሕፍና ጵርንትገርና ንሰዉ ኸዓ ንኽንበዎም ይኸውን ብቐልሉኒን ብ ብወኒ ኸዓ ይትርግምዎን ንምንታይ ውንና ኣብ ጵሪንተር ዘውፁ?

ነገዛ ቝሕ ማለት ከም ብሬድስቲ ማንካ ዕትሮ ሓድኃድ ነገራ ከም ዘምንበሉ ነገዛ ቝሒ ል ናንጽውዖ ካብ ዕዳጋ ደማ ገዜአና ናምፅኦ ኣዕዕ ደጋኸ ብምንታይ ኣም ዝሥርኁ።

እፅዋት ማለት ኣብ ዝተፋላሉዩ ዝርከቡ ዓበይቲ ቖማት ወይም ድማኒ ዝብሉዒ ክኾኑ ይኽእሉ ዘይብሉዑ ዓይነታት ተኽልታት ክኾኑ ይኽእሉ እዮም። ዝብሉዕ ንብሎም ከምኒ ዓውሒ፣ ግባ፣ ምልዖ ኣብ ካብታት ኣለዉና። ዘይብሉዕኻ ኸም ነቀላሚጠስ ግን ወሰንታት ኮይነም እንታይ ንጥቀመሎም እዮም። ክንዲይ ዓይነታት እጽዋት ኣለዉ?

ገዛ ንመንበርን ወዲ ሰብ ኣቐዲሙ ካብቶም መሰረታዊ ድልታ ቀፂሉ ገዛ መንበርን ንመጀመርያ ግዜ ይሰርሕ፡፡ ምኽንያቱ ካብ ፀሓይ ካብ ቁሪ ካብ ካልእ ካልእ ነገራት ስለዝከላኸለሉ ማለት እዩ፡፡ ኣፀቢቑ ከዓ ንዓዓ እዩ ክሰርሕ መጀመርያ፡፡ ስለዚ ገዛ መንበሪ ጠቐምቲ ድዮም?

ሰባት ብፖሎቲካ ኽንመሓደር ኢና ኢሎም ይሓሱቡ። ፖሎቲካ ኸዓ ን ሓንታ ሃገር ቅሉላውን ብጣዕሚ ዓብይ ሳዕብዮን ዘለወን ይገብር። ደቂ ሰባትንምታዮምግን ብፖሎቲካ ኣብ ፖሎቲካ እትም ክሳርሕ ዝኸሉ ወይ ምዶሞ ንምንታይ ፖሎቲካ ኣገዳስ እዩ ዝብልዎ?

ትራንስፖርትን ተሽከርከርትን ማለት፣ ትራንስፖርት ማለት እትኸፍሎ ገንዝብ ማለት ኣፍቲ ተሽከርከር እትኸፍሎ ገንዝብ ተሽከርከረ ማለት ደሞ ሚኪና ተጉዕዘካ መኪና ካብ ናብ እትኸደሉ መንገዲ ማለቱ እዩ። ትራንስፖርትና ተሽከርከርት ክንብል እንተለና ሓደ ሰብ ካብ ሓድ ቦታ ናብ ሓድ ቦታ ዝንቀሳቐሰሉ ተሰቂሉ ማለቱ እዩ። ወዲ ሰብ ንምንታይ እዩ ግን ከፊሉ ዝንቀሳቀስ?

መጋያጽን መማላኽዑን ማለት መጋያፂ ማለት ከም ክዳንካ ክኾን ይኽእልዩ ከም ካህልእ ነገራት ኮዉን ኽእልዩ ዝትቆመሉ ማለት እ መማላኽዕ ማለት ድሞ ከም ኣፅፍርናይኹን በቓ ኸምዝኾነ ነገር ኣብ ዝኾነ በዓድ ኹን ንትቆመሉነገራትማልት መጋያጺ ከም ክዳንካ ኾይኑ ዝጥቆምሉ እትኽእልሃ መማላኽዑን ከምኡ ተማሰሰ ደግሳት ንምንትይብ መጋያጽ መመልኹ።

ሙዚቃ ማለት ሓደ ኅብረ ተ ሠብይ ድም ሓደ ባህሊ ካውዝ ፈቶም ብጥዓሚ ደስ ካውዝልዎ እዩ ንዝኾነ በጹ ጕዳያትውን ብሙዚቃ ኸዓ የሐልፍ ሙዚቃ ማለት ብዝኾነ ብደርፊ ክኾንክልዩ ብክላሢካል ክኾን ኽልእዩ ብጥዕሚት ደስ ካብዝብል ነገር እዩ ሙዚቃ ምዙሕ ዝሰ ተጠቃም እዩ ንምንታይ ግን ሙዚቃ ኽጥቀም ኽብ ኢሉ?

ናይገዛ ኣቕሕንሎም ንምግብን ንመደቀስን እንጥቆመሎም እዮም ።መሠረታዊ ድልየታት ካብዘቀመኘጥናዮም ሓደ ውን ናይገዛሖ ንመሠረታዊ ድልት መገልገልኾኑ ጠመና መናቱ ምግሥለንበለዕ ሻሓ፣ የድልና መስተይ ጎም፣ መማይ ይድልና ክንዲዓይነታት ናይገዛሖኣለዉ

ናይ ገዛን ቢሮን ኣቑሑትን ዝተፈላለዩ እዮም፡፡ ናይ ገዛ ኣቝሕት እንብሎም ንድግሰሎምና ንወበልዐሎም ወይምድማኒ ካብቶም መሠረታዊ ድልየታት ሓደ ንብሎም እዩ፡፡ ናይ ቢሮ ኣቑሑ እንውሎ ድማኒ ተጠቒምና መሠረታዊ ኣገለግሎት ኣይኮኑይ ነገር ግን ተጠቕምና ከም ኮምፒተር ፣ከም ቢሮ እንጥቀመሎም ኣቑሑት እዩ፡፡ ደቂ ሰባት ንምንታይ ኮምፒተር ይጥቀሙ? ንምንታይ ኸ ኣልጋ ይጥቀሙ?

ኣብ ቲ ግራይ ካብ ዘፍሎጡ ዓይነታት መስተ ሓደ ሥዋ ይ ሥዋ ንወዲ ሰብን ንመንሰን ብጣዕሚ ካብ ዝቕሙ ሓደ እዩ ዝሥዋ ኸመይ ኢልግን ንወዲ ሰብ ኃይሊህብሎና ኸሚገርእዩ መሳርክኸውንኹ ኢሉ?

ተፈጥቲ ሰባት እንሎም ብትምህርቲ ይኹን ብኻሊ ብቅዓታት ብኣርኣያ ምዃን ጽቡቕ መረአያታት ዘሎም ንወዲ ሰብ ከምህሩ ዝዂእሉ ተፈለጥቲ ሰባት ኢልና እነቕምጦም። ወዲ ሳባት ከዓ ንእተቶም ብጣዕሚ ንኽቐርቦምን ካብኣቶም ዝኾን ትምህርቲ ክወስድ ይደልዩ። ክንደይ ዓይነታት ተፈለጥቲ ሳባት ኣሎው?

መሰታት ንወዲ ሰብ ጥምቱ ካዝተሂሎም ካዝተቐመጡ ሓደይ መስተ ብኽልተ መንገድን ርዮም ጠቓምን ጐዳእንብጽቦዝኾመስተተዳ ሰቲና ብዓቕምና ማለቲ ንወድሰብ ሕይወት እዮም ልዕሊዓቕሚ ነተሰቲና ኸዓ ብጥዕሚይጕዳእት እዮም ናጸገማትውን ብገንዘብና ያስዑናዮም መሰታት ንምንተኣ ይጠቕሙና?

መሳርሒ ማለት ኣብ ኩሉ ዝርከብ ማለት እዩ። መሳርሒ ማለት ኣብ ገጠር ክርከብ ይክእል ኣብ ከተማ ክርከብ ይክእል ኣብ ተማሃራይ ክርከብ ይክእል ኣብ ነዳቃይ ክርከብ ይክእል ኣብ ዝተፈላለዩ ነገራት ክርከብ ይክእል ከም ተማሃራይ ተወሲድና ቢሮ እርሳስ ደፍተር ኮምፒተር እዚኣቶም ከም መሳርሒ ንብረት ይጥቀመሉ ሰብ ንምንታይ እዩ መሳሪሒ ክጥቀም ኪኢሉ?

ተፈጥሮ ማለት ወዲ ሰብ ክሰርሖም ዘይኽእል ብእግዚኣብሔር ጥራሕ ዝተፈጠሩ ማለት እዩ፡፡ ኣካበቢ ማለት ድማ ኣብቲ ዙርያ ናይ ተፈጥሮ ዝርከራሉ ቦታታት ማለት እዩ፡፡ ግን ንምንታይ ግን ሰብ ክሰርሖም ዘይኽእል ወይ ሰብ ክፈጠሮም ዘይኽእል?

ገዛን መንበርን ማለት ገዛ ማለት ሓደ ውሽት ሓደ ድግድጋ ወምዶሞ ሓደ ዕሊዘለ ወድማ ሥፍሕ ዝበለ ብዙኅሳት ዝነውሩልማቱ መንበርማት እሞ ንውዕራኻትን ወድማይ ትነውረገዛማቲ ገዛመንበርማት ቀእትነውረሉ ብሓፈእት ትነብረል ገዛ ማለት ወዲ ሰብ ንምንታይ ኣብ ገዛ ይነብር?

ሓደ ሓደ ዓበይቲ ሰባት ብጣዕሚ ተፈለጥቲ ኢለና ኣነቕምጦም ብትምህርቶም ፅቡቓት ዝኾኑ ብስራሕ ውፂኢቶም ፅቡቓት ንሰብ ኣምሃራይነት ብዝኾኑ ሰባት ታይ ኢለና ነቐሙጦም፡፡ ተፈለጥቲ ሰባት ኢልና ነቐምጦም፡፡ ስለዙይ ኣንሕና ኸ ካብዞም ዓበይቲ ሰባት እዚኣቶም ከምቲ ተፈለጥቲ ሰባት እዚኣቶም ታይ ክንመሃር ንኽእል?

ሕጊ ኣኽበርቲ ማለት ሕጊ ኣኽበርቲ እንብሎም ሰባት ንኣብነት ናይ ሳይንስ ተምሃሩን ብብቕዓት ዝበሰሉን ሳባት እዮም። ካብኣቶም ከዓ ብዙሕ ነገራት ኸዓ ይርክብ። ድቂ ሰባት ንምንታይ እዮም ካብ ሕጊ ኣኽበርቲ ኽምሃሩ ዝፅበዩ?

መፋለጢ ማለት መፋለጢ መብዙሕቲኦም ሰባት ብእኽለ ማይ ገይሮም ይፋለጡ ወይም ድማ ብዝኾነ ብሽሂ ብቡና ወፃኢ እናገበሩ ይፋለጡ፡፡ ወዲ ሰብ ልምንታይ ግን ብወፃኢ ጥራሕ ልፋለጥ? ወይ ድማ ክንደይ መፋለጢ ኣለዉ?

ተራንስጶርትና ተሽከርከርት ማለት ደቂ ሰባት ካብ ናብ ቦታ ዘንቃሣስሉ ኾይኑ ብቕልጡፍ ውምድሞ ናብዛር ኲሉ ሥርሕምኑኻሳልጡ ብትራንስጶርት ኽፊሎም ብተሽከርከርተሰዒሎም ዝኸዱሉ ማለት እዩ ደቂ ሳባት ንምንታይ ዮምግን ብምኪና ብተሽከርከርት ዝኸዱ።

ጕዕዞን ቱርዝምን ስደትን፣ ቱርዝም ማለት ኣብ ሓደ ዝርከብ ናይ መንግሥታዊ ክኾን ናይ መንግሥታዊ ትካል ክኸውን ይኽህል ናይ ቤት እግዚኣብሔር ትካልውን ክኸውን ይክእል፣ ሰብ እናኸደ ዝህውፀሉ ወይ ዶማ በረከት ክረኸበሉ ዝኽእሊ ማለት እዩ። ሓደ ሰብ ልምንታይ እየ ግን ናብ ሙዝዮም ዝኸይድ ዝክእል?

ናይ ገዛ በረካ ንብሎ ከም ቡና ማለት እዩ፡፡ ቡና ማለት ወይም ኣብ ሣልሳይ ከባቢ እንጥቆመሉ እዩ፡፡ መብሕቲኡ ጊዜ ኳ መዙሕቲኣ ዂሉ እትው እዩ፡፡ ከም በዓላት ነገር እንጥቆመሉ ኾይኑ አንሰሳት ማለት እንስሳት ዘቤት ኣብ ገዛ ዝነብሩ ማለት እዩ፡፡ ድሙ፣ ኸልቢ እንሰሳት ጠሊ ማለት አዩ፡፡ ሰብ ግን ንምንታይ እዩ እንስሳ ዝጥቀም?

መሠረታዊ ግልጋለት ማለት መሠረታዊ ግልጋለት ሓደ ቤት ትምህርቲ መሠረታዊ ግልጋልት ኢላን ወስድ ንኽና ማይ ቦምባውን ኢልናኽንወስድ ንኽና መሠረታዊ ግልጋለት ሓደካብቲ ቤ ትምህርቲ ካብ ዘናዮ ቤት ትምህርቲ ማለት ብጥዕምንወድሰብ ዝሓንጽን ብጥዕም ዝጠቅምን እዩ ንትምህርቲ ይኾን ብዙኅ ኣይእምሮኡ ዝሓንጸሉ ማለት እዩ ወድሰብ ንምንተይይመሃራ ቤት ትምህርቲ

ናይ ገዛ ናይ በርኻን እንሳሳትን ሓቢሮም ክነብሩ ኣይኽእሉን፡፡ ናይ ገዛ እንሎም ምስብተላሚዶም ዝዓበዩ እዮም፡፡ ናይ በርኻ እንብሎም በረኻ፣ ባርኻ ዝኸዱ እዮም፡፡ ናይ በርኻ ሰብ እንትሪኡ ተለው ክህድሙ ዝኽእሉ እዮም፡፡ ናይገዛ እንሎም ግን ምስ ስብ ተላሚዶም ብስብ ተንከባኺቦም ዝዓበዩ እዮም፡፡ መብዛሕቲኡ ሰብ ንምንታይ እንስሳት ዝጠቀም?

መዘናነይ ቦታ ማለት መናእሰ ይኹኑ ኣነ እሽተ ቖልኦት ይኹኑ ወልዓቤቲ ልጥቆ ምሉ ኣሓደ ቦታ ኣሓደ ቦታ ጽቡቕ ስጴስ ዘለዎ ጽቡቕ ቦታ ዘለዎ ማለት እዩ መናእሰ ብዙሉም ሰዓት ንምንታይ ኣምጕተኣክም ልጭዋቱ።

እፅዋት፣ እጽዋት ማለት ንኣብነት ሓደ ገባ ንወስድ፣ ገባ ማለት ንመብሊዑኡ ብጣዕሚ ፅቡቅ ዝኾነ ጥንክር ዝበለ ፍረኻ ኣለወ። ንቖልዑ መጭዋት እዉን እንጥቆመሉ ኢና። ገባ ንምንታይ ንበልዖ?

መስተታት ማለት ብፍላይ ንወድ ሰብ ብጣዕሚ ጠቐምቲ ካብ ንብሎም ወይ ደማ ኸም መተካእታት ደም ኢልና ኸም ንወስዶም ሓደ እዩ፡፡ መስተታት ብጣዕሚ እዮም ደቂ ሰብ የሃንፁ እውን እዮም ልበኑኡ ዘብርህሉ ውን እዮም፡፡ ደቂ ሰባት ግን መብዛሕቶኦም ግን መስተ ሰትዮም ክብኣሱን ዝኾነ ኩነታት ትርእዮም ደቂ ሰባት ንምንታይ መስተ ይሰትዩ?

መፋለጥ ማለት ንደቂ ሳባት ኣሓደቦታ ወሻሂቡና እናባና መፋለ ጥንጥቆመሉ ውድሚ መፋለጥ ኢናናውፀ ገንዘብ መፋለጥ ኢና ናውፀ ገንዘ ላውነት ካብ ጅባና ይኮኽል ካብ ካል ነገራትውን ክኾኑ ይኸልዩ መፋለጥ ኢልና ብዙኃት ገንዘብና ጥፊና ውምዶሞ ብዙኃት ነጋረትጠፊ ንምንታይ ግን ደክሳት ብመፋለጥ ኢሎም ገንዘብዛትዊ ድሚ ንምንት ንፋለጦ?

መጋየፂ ማለት ኣብ ሓደ ሓደ ኣውደ ዓመት ወይ ድማ ኣብ ሓደ ሓደ ውፅእ ውፅእ ዝበሉ ንጥቀመሎም ፍልይ ዝበሉ ክያዶታትን ወይ ድማ ፍልይ ዝበሉ ክዳውንት፣ ፍልይ ዝበሉ ጫማታትን እዮም፡፡ ብፍላይ በቃ መጋየፂ ማለት ኣብ ኣውደ ዓመት ንጥቀመሎም እዮም፡፡ ኣንሕና ኸ ኣብዚ መጋየፂ እዚ ተጠቀምቲ ዲና?

ሕብረተሰብን ስድራ ማለት ብሓደ ዝነብሩ ማለት እዩ፡፡ ወይም ደሞ ዋላ ካብ ዝተፈላለየ ዝነብሩ እውን ክኸውን ይኽእል እዩ፡፡ ሕብረተሰብ ክንብሎ ከለና ኣብ ሓደ ማሕበር ዝነብር ወይ ድማ ብዝተፈላለየ ሃይማኖት ኮይኑ ብዝተፈላለየ ባህሊ ኮይኑ ግን ብሓደ እንዳተዓዳደመ ዝነብረሉ ማለት እዩ፡፡ ስድራ ናይ ሓደ ገዛ ማለት እዩ፡፡ ንምንታይ ግን ሕብረተሰብን ስድራን ተባሂሉ?

ናይ ገዛ ኣቑሑ እንብሎም ንገዛና ንጥቀመሎም ነገር ንምግቢ ይኹን ንመደቀስታት ማለት እዩ፡፡ ዋላ ከም መልወሲ ንምግቢ እውንንጥቀሙሉ ንኽእል፡ ከም መብልዒ፣ ከም ዶላ፣ ሶፋ ከም መደቀሲ ንጥቀመሉ፣ ዓራት ከም መደቀሲ ንጥቀመሉ፣ ኮበርታ ከም ክዳን ንጥቀመሉ፣ ወዲ ሰብ ግን ንምንታይ ናይ ገዛ ኣቑሑ ይጥቀም?

መሰረታዊ ግልጋሎት ንብሎ ንወዲ ሰብ ካብ መጀመርያ ኸም መንስኤ ሒዞም እንጥቆመሎም ከም ቤት ትምህርቲ፣ ግልጋሎት ማይ ሃፍቲ፣ ካልኦት ትካላት ጥዕና ማለት እዩ፡፡ ጥዕና ኣብ ብጣዕሚ ዓብዪ ካብ መሠረታዊ ግልጋሎት ጢዕና ሓደ ዓብዪ እጃም ዘለዎ ንወዲ ሰብ ዛግልግል እዩ፡፡ ወዲ ሰብ ንምንታይ ይሕከም?

ደቂ ሰባት ጠቐምቲ ተባሂሎም ከብ ዝተቐመጡ መፅሓፍን ጋዜጠን እዩ፡፡ መፅሓፍ ማለት ካብ ብዙሕ ካብ ዓበይቲ ሰባት፣ ካብ ወለዶ ናብ ውሉዶ እናተሸጋገረ ዝመፅእ እዩ፡፡ ጋዜጣ እውን እቲ ናታቶም ምስጢር ተፃሒፉ ንሰብ ነንፀባርቐሉ ወይም ደማ ንሰብ ነመሓላልፈሉ ከም መልከዕ ሚድያ ጌርና ንሓስቦ ወይም ደማ ኮፍ ኢልካ እውን ጋዜጠ ምንባብ ብዙሓት እውቀታት ይርከብ፡፡ ኣንሕና ኸ ጋዜጠ ናይ ምንባብ እውቀት እኔና ዶ?

ኤሌክትሮንክስ ማለት ካብ ኤሌክትሪክ ዝብል ዝመጸ ኾይኑ ከም መብራህቲ፣ ምድጃ ዝኾኑ ይኹን ንወድ ሰብ ዘግልግል እዩ። ንእብነት ከም መብራህቲ፣ ምድጃ ዘግልግሉ ግን ንምንታይ ኢና ንጥቀመሎም?

ጥበብን ባህልን ብ ጥበብ ማለት በቓ ብኢድናን ንሠርሐ ነገር ብዝኾን ዝተማቲካል ምኂዝና ብደንቢ እንሠርኅ ነገር እኖምሁ ዘማለቲ ባህል ማትርመሎ ሓደ ባህልና እናዕ ምእብለልማት ብናይ ብዓል ይኮውን ብናይ ሥራሕ ናይኮን ብናይ ሓደ ጕግለኣዊ ወምኑ ብናይ ሓደ በዓል ይኸውን ይኽእልዩ ግን ወዲ ሰብ ግኒምንታይ ባህል ኣይጥቀብ ወይድመይ እንታይተኦሞ።

ስጶርት እንደኽስሓት ጠቐምቲ ኳቶሂዱ ካብ ዝውሃው ሥልጣናታትን ጠቕምታትን ሓደ እዩ ንሕማም ኣብ ምከልኻልነትና ብርቱዕ ሰዉነት ጥንክር ዝኾነ ኃይልንክህልወካ ማለቱይ ምስተፋላለይ መንገዲ ኸዓ ይውሃዊ ብገበጥ ኣፈውን ይኽእልዩ ብገመድጉታውን ኮንፈልዩ ንምንታይ ግን ይጠቅም?

ጫማ ካብቶም ንወዲ ሰብ መሠረታዊ ድልየት ኮይኑ ሓደ ደስ ዝብል እዩ። ጫማ ካብ ብዙኅ ነገረት ካዓ ይከላከለልካ ካብ ዒሾ፣ ካብ ቝሪ ካብ ዕንቅፋት ካብ ብዙኅ ነገረት ይጋኸላከለልካ። ክንደይ ዓይነታት ጫማታት ግን ኣለዉ?

ተፈጥሮን ኣካብን ማለት ተፈጥሮ ወዲ ሰፍ ክሠር ሓምዘይኽእል ወይም ዶማ ብተፈጥሮ ዝርክቡ ነገራት ማለት እየ ።ኣካብን ማትሞ ኣ ሓደካቢ እንርኮልማቲ ከም ገዳማት ክኾኑ ይዂሉ ዮም። ከምዝኾኑ ኣቓዓ ቤቲ ዝኾኑ ነገራት ክኾኑ ይኽል እዮም ደግሳትግን ንምንታይዩ ተፈጥሮን ኣካብን ወይ ድሚ እጽዋት ይዝቀ?

ስደት ክሓደ ቦታ ወይ ድማ ኽሓደ ሃገር ናብሓንታ ሃገር ከይርካ ናይ ብሥራሕ ምኽንያት ኸይርካ ኽሠርዐሉ ኢልካ ተሓሰሉ ወይኽልወጥኣሉ ትለሉ መንገዲ እዩ ብዙኃትሳት ኸዓ ክሓድ ሃገር ናሓድ ሃገር ሥደት ይኸዱ ም ድሞ መንገዲ ጕዕዘ ን ሓድ ሃገ ርገሩ ድምንትይ እጕልኹሎም ዘይልወጡ?

ባንዲራ ንሓንቲ ሃገር ወምዶማ ነይሓንቲ ክልል መግለጺ መንነት እዩ ።ብወዲ ሰብ ከዓት እተኪኣ ዝመጸት እያ ግን ከመይ ኢለያግን ብናይ ወዲ ሰብ ድርፊ ትቀኺላ ብወዲ ሰብ ዝመጸት?

መጻሕፍትን ጋዜጣን ማለት ንደቂ ሰባት ብጣዕሚ ርእሶም ካብ ዘንቀሖም ወይም ደሞ ንርእስና ካብዘንቃሕና ብምንባብን ብዙሐ ፍልጠታትን ካብ ንጥቆመሉም ሓደ እዩ፡፡ ጋዜጣ ማለት ደሞ ብዙሓት ጭብጢ ሓሳባት ንሰብ እናመሓላልፈሉ ጭብጣ ሓሳብ ኾይኑ ወይም ደሞ ብመልእኽቲ እነመሓላልፈሉ እዩ፡፡ ሰብ ንምንተይ ጋዜጣ ኣይጥቀምን?

ጥበብን ባህልን ማለት ጥበብ ክንብሎ እንተለና ሓደ ነገር ንኑረ ንእናመሓይሸሉ ንኽእል ነገር ማለት እዩ። ምስ ባህልና እውን ምስ ባህልና ይኩን ምስ ጠበብና ክንመሓይሸሉ ንኽእል ማለት እዩ። ጥበብን ባህልን ብጣዕሚ ከዓ ንወዲ ሰብ ብጣዕሚ ጠቐምቲ ካብ እንብሎም ሓደ ንኣብነት ከም ጥልፊ ዓሊም ምንባር ክኸዉን ይኽእል እዩ። ባህል ክንብሎ ኸዓ ኣብ ሓደ በዓል ናብዕሉሉ ማለት እዩ። ንምንታይ?

ኣትክልትን ኣሐምልትን ንሕማም ተኸላኸልቲ ተባሂሎም ካብ ዝብለዑ ምግታት ሓደ እዩ፡፡ ብቐሉሉ ኸዓ ኻብ ዝኽፈርዩ ኻብ ዝኽእሉ ኣትክልቲ ሓደ እዩ፡፡ ኣትክልትን ኣሕምልትን ፅቡቕ ዝኾነ ዉፂኢት ኸዓ ይለምዕ ደቕ ሳባት ንምንታይ እዮም ግን ብኣትክልትን ኣሕምልትን ልምገቡ?

ሕብረተሰብ ማለት ንሓደ ባህልን ሕብረተ ሰብ ስድራን ሕብረተ ሰብ ማለት ናይ ሓደ ባህልን ሓደ ከባቢ ብሓደ ማሕበር ዘነብር ሰብ ማለት አዩ፡፡ ስድራ ክንብል ከለና ድማኒ ምስ ደቁ ምስ ዂሎም ካብ ስድርኡ ክኸዉን እንተሎ እንተኾይኑ ሕብረተ ሰብ ስድራን ንብሎ፡፡ ንምንታይ ግን ሕብረተ ሰብን ድራን ፣ስድራ ተባሂሎም?

ኃይማነት ማለት ናይ ደቂ ሰባት እምነትና ወይጣዖት ማለት እዩ ።ደቂ ሳባት ብኃይማኖት መሠረት ኃቢሮም የወልዑ ኃቢሮም ሴት እዩ ኃቢሮም ጽቡቕ ሥራሕ ዝሠርሕሉ መንገዲ ማለት እዩ። ኃይማነት ማለት ድምነት እዩ ንምታይኦም ግን ደቂ ሳባት ዝተፋላለየ ኃይማነት ለኣምኑ?

ማሕረሻ ካፍቶም ንገጠር እንጥቐመሉ ዓይነታት መሳሪሒ ሓደ እዩ፡፡ ብጣዕሚ ውን ዓብዪ ግደ ኣስተዋኦ ውን ኣለዎ፡፡ እንጥቆመሉ ውን ንማሕረሻ ካሊእ ንብዙሕት ነገራት ውን ንጥቀመሉ ግን ክንደይ ኮንታል ከ ግን የፍሪ?

ትራንስፖርትና ተሽከርከርት ማለት ንደቂ ሰባት ጣቓሚ ኾይኑ ካብ ቦታ ናብ ቦታ እንቃሳቐሰሉ ብሓፅር ሰዓት ናብ ቦታ እንደርሰሉ እዩ። ደቂ ሳባት ካብቲ ትርፊ ወይ ካብቱ ዝተፈቐደ ብላዕል ኸፊልና ግን ትራፊክ ጠይቕና ኣይከፈን ዶ ኣይከፈላልናን ንብል ንምንታይ ኢናን?

ፋሽን ማለት ኣቐዲሙ ዘይጸንሐ ደኃር ዝመጹ ኾይኑ ደቕሳት ኸዓ ናኡ ቐልጢፍና እንብገ ነገር ማለት እዩ። ፋሽን ንምንታይ ና ግን ኣንሕናኸ ናፋሽን ንምለስ?

ዝተፈላለዩ ስራሕታ ኣለዉ። ስ ራሕ ንወዲ ሰብ የዂረዕ፣ ስራሕ ንወዲ ሰብ የዕቢ፣ ሥራሕ ንወዲ ሰብ ብጣዕሚ ጠቓሚ እዩ። ዝተፈላለየ ዓይነት ሥራሕ ኸዓ ኣለዉ ።ካብቶም ሥራሕቲ ኣንሕና ደቂ ሰባት ከ ኣብ ምንታይ ዓይነት ስራሕ ተመድብና ንርከብ ብምንታይ ክትንሰርሕ ንደሊ?

ፋሾን ማለት ቅድም ሕዚ ዘይነበረ ሕዚ ዝመጸ ኾይኑ ወድ ሰት ዘይተጠቐመሉ እናጸልሐ ሕዚ ግን ክትቆመሉ ዝኽእል ማለቲ ንኣብነት ከም ክዳን፣ ጫማ ፣ኣጠቓቐማ ምግቢ፣ ብዙኅ ነገራት ማለቲ ንስኻትኩምካዊ ተጠቀምቱድኹም?

ኣትክልትን ኣሕምልትን ኣብ ገጠር መብዛሕትኡ ጊዜ ኣብ ገጠር ዝዝውተሩ ኾይኖም ንሕማም ተኸላኻልነትን ተፃወርትን እዮም፡፡ ብጣዕሚ ክዓ ንደቂሰባት ኣገደስቲ እዮም፡፡ ደቂ ሳባት ንምንታይ ኢና ግን መብዛሕትኡ ጊዜ ኣትክልትን ኣሕምልትን ንጥቀም?

ኣ ኣትክልትን ኣሕምልትን ኣብ ድኅርቤትና ስለ ዝፈርዩ ብጣዕሚ ኸዓድስ ስለ ዝብሉ መብሊዑኦም ቃርያ ኮሚደረ ሽንጕርቲ እናገበርናን በልዖኣብ ማ ወሴዶም ኣብ ከተማ ኽሥሩ ተለግን እንተይገይሩም በልዕዎም።

ሕርሻን ግብርናን ማለት ሕርሻ ንብሎ ኣብ ገጠር ተሓራስ መሬት ዘለዉታት ኾይኖም ግብርና ማለት ድማ ሓድሽ እታወታት ብዝገበርዎ ንሕርሻ ዝጠቕሙ ወይ ድማ ንዞም ገባራት ዝጠቕሙና እዩ፡፡ ንምንታይ እዮም ግን ዝጠቕሙና ወይ ድማ ብምንታይ ክጠቕሙና ይኽእሉ?

መፋለጢ፡-መፋለጢ ማለት ሓደ ሰብ ንረኽቦ ኣብ ቀረባና ወይም ዶሞ ሓደ ጓደኛና ንፈልጦ ሓደ ጓደኛና ኸዓ ዘይንፈልጦኦ ኣቢልና ሻሂ፣ ቡና ናበልና ኽንዕልል ተለና ብሓደ ክንጫወት ተለና እዙይ መፋለጢ ይበሃል፡፡ መፋለጢ ብቕርሺ ክኸውን ዶለዎስ ስቕ ኢልካ?

ሓድሽ ማለት ሓድሽ እታወት ንመጀማርያ ጊዜ ዝመጸ እዩ። ወይድማ ንመጀማርያ ጊዜ እንጥቆመሉ ፋሸን ኢልና ንጸውዖ። ግን ንምንታይ ኢና ግን ፋሽን ኢይልናዮ?

ጥበብን በህልን ብጣዕሚ ሓደ ሰብ ወዲ ሰብ ብጣዕሚ ጠቓሚ ካብ ንብሎም ሓደ እዩ፡፡ ጥበብ ኣማዕቢሉ ባህሉ ኽዕቢ ይኽእል፡፡ ልብስታት ብምስፋይ ድዩ ልብስታት ብምእላም ኣቢሉ ከዓ ናይ በህላዊ ዝኾኑ ጥበባትን ብበህልን ኣቢሉ ከዕቢ ይኽእል፡፡ ኣንሕና ኸ ተኸፈልቲ ዲና ኣብ ጥበብን ባህልን?

ትምህርቲ ማለት ንሓደ ሰብ ወዲ ሰብ ርእሳኤምርዑ ካዝሓንጸ ወም ዶማን ብዙኅ ጭብጣታት መለኽቲ ዝጣመሉ ወይምዶመ ብዙኅ ኣጕልዩ ዝርኦሉ ሓደ ዓብዪ ትምህርቲ እዩ ትምህርቲ መወዛሕቱ ዓቤትካላት ይርከ ደቂ ሰባት ንምንትኣብ ኣ ዓቤትካላት ቤት ትምህርቲ ኣዶም ዝመሃሩ?

ኣርማ ማለት ንሓንቲ ሃገር ምልክት ወይ ድማ መለለይ መንነታ ማለት እዩ፡፡ ኣርማ ማለት ብዝተፈላለዩ ኣርማ ውን ክኾን ይኽእል እዩ፡፡ ናይ ሓንቲ ሃገር ምልክት ውን ክኾን ይኽእል እዩ፡፡ ንሓደ ፅርግያ መፍለይ መንገድ ውን ክኸውን ይኽእል እዩ፡፡ ደቂ ሰባት ብኣርማ ይምልከቱ፡፡ ስለዙይ ንምንታይ አዮም ብኣርማ ዝምልከቱ?

ጥበብን ባሃልን ጥበብ ማለት ንሓደ ስብ ብስቡቕ ዝኾነ መንገዲ ቦት ብሃሉ ተኸቲልካ ብዝኾነ ቓ ጥባዊ ዝኾነ መንገዲ ትቋጻጸረሉ ማለት እዩ ካብ ዝኾነ ነገር ካብ ሕማቕ ነገርውን ትሞርሰሉ ነገር ማለት ዩ። እሱ ብዝኾርሉ ስኻ ኸዓ ብጥበብ ብመይላ ብኬድ ኣተዕላል ያማቲ ንምንታይ ግንሣት ጥበብ ይጥቆም

ኣብ ገጠር ብጥዕሚ ጽቡቕ ቛብ ዘለዎ ንመጋያፂ እንትቆመሉ ኣብ ካባቢ መስከረም ገልገላ መስቀል እዩ ኣብ ከተማ ካሊእ ጊዜ ፍልሪ ጥቆሙ ኣብ ገጠር ካብ መስከረ ወፃይ ብምንታይ እንጥቀም

ስራሕ ንወድሰብ ብጥዕሚ ጠቓሚ ካብ ጠቕሚእንብሎ ሓደ እዩ፡፡ ስራሕ ብዙሕ ነገር አዩ ዝጠቕመና ሓደ እታወታት ቅርሺ፣ ቕርሺ ክነእቱ ንኽእል እስፖርት ውን ክኾነና ይክእል፡፡ ሃብቲ ንኽነምዕብል ንኽእል ኣይንጽገምን ስርሕና ዘእተናዮ ገንዘብ ኸዓ ርእስና ብጣዕሚ ሕጉሳት ንኾን፡፡ ወድ ሰብ ንምንታይ ኣይሠርሕን?

ንሓንቲ ሃገር ወናን ዕንዲ ሕቐ ዝበሃል ሕርሻ እዩ። ሕርሻ ኸዓ ምስ ግብርና ዝተኣሳሰረ እዩ። ግብርና ማለት እንቲ ሕርሻ ን ጠቀመሉ እታዋታት ብሓድሽ ፅቡቕ ምህርቲ ንክበና ዛግልግል እዩ። ደቂ ሰባትኸ ክንደይ ናይ ጠቐምቲ ኢሎም ይቕበልዎ?

ናይ ገዛን ናይ በርኻን እንሰሳት፡- ናይ ገዛ እንብሎ ምሳና ዝዓብዩ ባኣና ዝፈረዮ ማለት እዮም፡፡ በኣና ውን ልጥቆሙ ልኽእሉ ባዕልና ንሸጦም ኑ ቕልማቲ ናይ በርኻ እንሰሳት ግን ዝሃድሙ ንወዲ ሰብ ክሪኡ ከለዉ ዝሃድሙ አዩም፡፡ ምጥቃም ግን ካብ ኲሎም ንጥቀም ንኽእል ኢና፡፡ ካብ ናይ ገዛ ውን ጥቀመሎዎም ካብ ናይ በርኻ ውን ንጥቀምሉ ንኣብነት ከም ቋቓሕ ኣብ ገዛ ደሞ መብዛሕቶም ብዘይካ ድሙ እና ኸልቢ ኲሎም ንጥቀመሎም ደቂ ሰባት ኣብዚኦም ተጠቀምቲ ዲና?

ቤት ምግን መስተን ትምግን መስተን ማለቤትሚግን ማለት እንወልዕሉ እንጌይና ንወልዕሉን በልዕና ንጸጐሉ ወይ ድማ እንዛናጕዕሉ ማለቱ መስተን ማለተመ መስተብ መዛናቂሕ ወይምማነይ ኣይእምራና ብጥዕ ሚ ጽቡቕ ዝኾነ ደስ ዘለና ነገር ንምንታይና ግን ጊዜና ኣብ ቤት መስተን ምግን ኀለ

ባንዴራ ማለት ናይ ሓንተ ሃገር መንነትና መግለጺ ኾይኑ መተካእተኣ ማለት እዩ ብደም ዝመጸ ኾይኑ ግን ንሰብ ዝውክል ዉድማ ምእንተሃገር መለለየ ኣማለት እዩ ሰብ ንምንታይ ግን ብበንዴራ ዝውከል ድሚን ንምንታይ ብበንዴራ ዝኣምን?

ሓደ ዓርከይ ኣብ ጐነይ ይርከብ፣ ንሱ ኸዓ ብጣዕሚ አዩ ስራሕ ዝፈቲ፡፡ ብስራሕ ሰሪሑ ሃብታም እዩ፡፡ ሰሪሑ ስለ ዝህፍትም ብጣዕሚ ስራሕ ዝፈቲ፡፡ ሰሪሑ ይበልዕ፣ ሠሪሑ ዩ ይኽደን ፣ሠሪሑ ይጥቀም ኲሉ ነገር ብጣዕሚ ስራሕ ዝፈቱ፡፡ ስራሕ ንምንታይ ይጠቅም?

ኣትክልትን ኣሕምልትን ማለት ካብቶም ሕማም ተኸላኸልቲ ፍረምረን እንብሎም ሓደ እዮም፡፡ ኣትክልትን ኣሕምልትን ብጣዕሚ ንኣናእሽቲ ህፃውንቲ ኸዓ ፅቡቕ ዝኾነ ዕብየት ሰውነት ኸዓ ኣለዎም፡፡ ሕማም ውን ይካልኸለሎም ደቂ ሳባት ልምንታይ እዮም ኣትክልትን ኣሕምልትን ዝበለዑ?

ስድራ ማለት ኣብ ሓደ ገዛ ኸም ሰብኣይን ሰበይቲ ቈልዓ ሓብሮም ዝነብሩ ብሓደ ዝበልዑ ኣብ ሓደ ውሽጢ ገዛ ዝነብሩ ስድራ ይብሃሉ። ግን ኲሎም ግን ከመይ ኢሉም እዮም ንምንታይ እየም ስድራ ኾይኖ?

ፋሽን ማለት በቓ ሓድሽ ዝተፈጠረ ነገር ወየ ደማ ሓድሽ ዝመጸአ ነገር ማለት እዩ፡፡ ቅድሚ ሕዚ ዘይነበረ ሕዚ ኸዓ ዝመጸ ወድሰብ ኸዓ ብጣዕሚ ብፅቡቕ ተቐቢለዎ ንእኡ ኸዓ ወይ ክለብሶ ወይ ክኽዶኖ ዝኾነ ነገር ማለት እዩ፡፡ ሕዚ ፋሽን ወዲ ሰብ ግን ንምታይ ፋሽን ዝፈቲ?

ጕዕዞ ማለት ንሓደ ቦታ ተኸዶ ማለቲ ናብ ቱርዝም ንምህዋፂልካውንቲ ኸይድኻ ናብ ሥደትውንቲኸይድኻ ኣብ ሥደት ኸይድና ብዙኃሳትካም ኣሽኑን ንርኦም ኣብ ቱርዝም ኸደሙን ብዙኃሳት መንፈሳዊ ዝኾነ ቅርስታትን ሓድግታትን ጐብንዮም ይመጹ ክጐዓ ዘተሎዉማልት ኣንሕና ደግሳትከ ናብቱርዝምና ናብስደት ተጕዓ ስዲና?

ጫማ ሓደ ካብ ዕንቅፋትን፣ ጸጸረን፣ ዕሸኹን እንጥቆመሉ ሓድ ሓደ ጊዜ እውን ከም ንመጋያጺ እንጥቆመሉ እዩ። መብዛሕቲኡ ግዜ ግን ካብ ፀጸርና፣ ካብ ዕሸኹን ኢና እንጥቆመሉ። ደቂ ሰባት ንምንታይ እዮም ግን ጫማ ዝረግፁ?

ተፈለጥ ሰባት እኖሎም ዓበይት ሰባት ብትምህርቲ ኹን ብሓድ ሓደ ብውፂት ሥራሕቶምን ተፈለቲ እኑሎም ዓበይት ሰባት ማለትዩ ብሃብተ ገነት ብኽእለት መያ ብትምህርቲ ብዛዕውይዎ መሠረት ተፈለጥሳባት ይነናምቶ ንምንታይምጕን ክፍለትኹ ኢሎም

ጥበብን በህልን ማለት ጥበብን በህልን ደቂ ሳባት ብኢዶም ብዝሰርሕዎ ንባህሊ ዘግልግሎም ነገራት ኮይኑ ንኣብነት ከም ካብ ኮተን፣ ካብ ጡት ተሰሪሑ እንጥቆመሉ ሓደ ጥበብን ባህልን እዩ፡፡ ደቂ ሰባት ልምንታይ ኣዮም ብጡት ልሰርሑ?

ኣትክልትና ኣሕምልትን ንደቂ ሰባት ብጣዕሚ ጠቐምቲ ኢልና ኻብ ንወስዶም ሓደ ኢዩ፡፡ ብቐረባ ውን ይርከቡ ኣብ ገጠር ተደኣወሲድና ብፍላይ ኣብ ከረምቲ ኣብ ጎደናኻ ኣብሓደ ቦታ ዝርእ ኣቢልካ ኣብ ቕረባ ሰዓት ውን ዝበፅሕ ነገራት እየም፡፡ ከምኒ ሎሚን ከምኒ ሓድ ሓደ ነገራት ዘለዎ ሕውስ ኣቢልካ ማለት እዩ፡፡ ንምንታይ ግን ደቂ ሰባት ኣትክልትን ኣሕምልትን ንጥቀም?

ወዲ ሰብ መቸም ከምቲ እንፈልጦ ብዘይ ምግቢ ክነብር ስለ ዘይኽእል ምግቢ ብጣዕሚ ይጥቀም እዩ። ንግሆ ወዲ ሰብ ፍኹስ ዘበለ ምግቢ ይፈቲ ቀትሪ ዶማ ዳሕና ርዝን ዝበለ ብጣዕሚ ኸዓ በሊዑ ኽጸግብን ይደሊ። ኣንሕና ኸ ኣብዚ ልሚ እዙይ ወይ ድማ ብመጠን ምግብታት ዶ ንበልዕ?

ዜና ኣውተር ማለት ኲሉ ጊዜ ቓ ዜይና ምስማዕ ማለቲ ዜይና ማለት ሕማዖኹንጽቡቕ ብእዜንናን ሰምዖ ብ ሬድዮኹቡን ብተልበይንኹዉን ብስተፈላለየ መንገድታት እንሶምዕ ማለቲ ሰሚዕና ኸዓ ወላነስእ እና መሓረል ፈክኸውን ይኽእል እዩ ደገሳት ከዓ መታሕቲ ጊዜ ዘይና ኣይሰምዑ እቲ ዜይና ኸዓ ተይስልል ጠቕሞም እዩ

ገዛን መነበርን፣ ገዛን መንበርን እልና ኽነቅምጥ ከለና ገዛ መንበርን ማለት ከም ናይ ሓደ ስራሕ ኾይኑ፣ መነበሪ ማለትኸዓ ናይ ደቂ ሳባት መብሊዒ፣ መስተይ፣ መደቀሲ ዝኾ ነገረ በቃ ናይ መሠረታዊ ድልየት መማልኢ እዩ። ደቂ ሳባት ኸዓ ገዛ ይሰርሑ እቲ ገዛ ታይ ክጠቅሞም ስለ ዝሓሰቡ እዩ?

መጋያፂ ንወዲ ሰብ ሓደ ደስ ከብ ዝብል ዓነታት ክዳውንቲ፣ ጫማ ኣለባብሳ ብዙኃት ነገር እዩ። መጋያጺ ንወዲ ሰብ ካብ ብጣዕሚ ጠቓም እዩ። ከም ኣውዳ ኣመት ከም ካልኻሊእ ነገረት እንጥቆመሎም ነገረት ማለት እዩ። ወዲ ሰብ ልምታይ መጋያጺ ይጥቀም?

መጋያፂ ሓደ ካፍቶም ናይ ቕርሺ መንደይ ኢለ ካብዛቅምጦም ካብ ብወልቀይ ሓደ እዩ። መጋየጺ ንደቂ ሳባት ኸዓ ጠቓም እውን ገዳኢ ክኾን እዩ። ጠቃም ክንብል ከለና ጽቡቕ ውቅብ ዝበለ ነብሲ ውቅብ ዝበለ እእምሮን ኣለካ። መጋየጺ ጐዳኢ ክብሎ ተለኩ ከዓ መጥፊ ቕርሽ እዩ። ደቂ ሰባት ንምንተይ መገያጺ ይጥቆሙ?

ናይ ገዛን ቢሮን ኣቑሑ- ናይ ገዛ ኣቑሑ እንብሎም ንምግቢ ንጥቀመሎም ንመደቀሲ ንጥቀመሎም እዮም፡፡ ናይ ቢሮ ኣቑሑ ንብሎ ድማ ከም ቢሮ፣ እርሳስ፡ ጠረጴዛ፣ ኮምፒዩተር ማለት እዩ፡፡ ኩሎም ከዓ ናይ ስራሕ መሳለጢ እዮም፡፡ እቲ እውን ናይ መደቀሲ ንጥቀመሉ እዩ፡፡ እቲ ቢሮ ኣቑሑ ከዓ ከም መሳርሒ ንጥቀመሉ እዩ ፡፡ ደቂ ሰባት ንምንታይ ኢና ናይ ቢሮ ኣቑሑ ንጥቀም?